ሓፈሻዊ ናይ ሸቀጣሸቀጥ ዘርኢ ምስሊ እዩ። ዝተፈላለዩ ናይ ፀጉርን ሰውነትን መፀባበቅን ወይከዓ መለስለሲ ዝሓዘ ሓፈሻዊ ናይ ሸቀጣ ሸቀጥ ዘርኢ ምስሊ እዩ፡፡

ካፍቶም ባህላዊ ምግብታት ትግራይ ሓደ ኾይኑ መብዛሕቲኢ ግዜ ኣብ ዞባ ምብራቅ ኣብ ኸባቢ ዓዲግራት ዝፍለጥ ጥሕሎ እናተብሃለ ዝፍለጥ ዓይነት ባህላዊ ምግቢ እዩ።

መሓሪ የውሃንስ ዝበሃል ሓደ ካፍቶም ፍሉጣት ፖለቲከኛታት ትግራይ ኣባልን ኣመራርሓን ውድብ ናጽነት ትግራይ አውን እዩ። ኣብ መቐለ ዩኒቨርስቲ መምህር ፖለቲካል ሳይነስ ዝኮነ ፖለቲከኛ መምህር መሓሪ የውሃንስ ዘርኢ ምስሊ አዩ።

ወዲ ሰብ ኣብ ማሓበራዊ ሕይወቱ ዝተፈላለየ ዓይኒት አ ከዳድናን ኃይማኖትን ክህልዎ ይኽእል ካብቶም ባህልን ጥበብን ኢትዮጵያውያን ዘርእዩ ዝተፈላለዊ ሰባት ባህላውን ኃይማኖታውን ግዳን ተኸዲኖም ንርኢ ኣለና::

ሃይማኖታዊ ውነ ዘርኢ ምስሊ እዩ፡፡ ተከተልቲ ሃይማኖት ኦርተደጉስ ኣብ ቤተክርስትያን ፆሎት እንትፅልያ ወይ ከኣ ሃይማኖታዊ ትምህርቲ እንትማሃራ ዘርኢ ምስሊ እዩ፡፡

ሓፈሻዊ ሸቀጣሸቀጥ መሸጥን መዐደግን ቦታ ዘርኢ ምስሊ ኾይኑ ፀጉሪ መለስለሲ፣ ሸቶ ፣ ዝተፈላለዩ ቅብኣታት ወዘተ ዝሽየጠሉ ቦታ ዘርኢ ምስሊ እዩ።

ወድሰብ ምግቢ ነምብሳል ንሕርሻ ስራሕትታት መሕፀቢ ኽዳን ኮታስ ቡዙሓት መሰረታዋ ነገራት ናይ ወዲ ሰብ ንምስራሕን ንምምላእን እንጥቀመሎም መሳርሕታት ዝሓዘ ምስሊ እዩ።

ሓደ ካብቶም ባህላዊ መስታት ትግራይ እዩ። ሰዋ እናተብሃለ ዝፅዋዕ ዓይነት መስተ እዩ። ካብ ሰገም፣ ዳጉሻ፤ ጌሾ ወዘተ በብመጠኑ ሓዊስካ ዝስራሕ ዓይነት ባህላዊ መስተ እያ።

ኣብ ዝኮነ ባህላዊ ማሕበራዉን ህይማኖታዊ በዓል ወይ ከዓ ጉዳይ ደቂ ኣንስትዮ ትግራይ ባህሊ ዓደንን ባህሊ ወለደንን ብዘርኢ ብዘመናዊ መልኽዑ ተክዲነን እንተክብራ ዘሪኢ ምስሊ እዩ።

ዝተፈላለዩ እፅዋታት ሓፁራት ዝሓዘ ምስሊ እዩ፡፡ ዓኺ፣ ሓፁር፣ ቀላሚጦስ ወዘተ ዘርኢ ምስሊ እዩ፡፡

ሓደ ኻፍቶም ብኣኽስማውያን ዝተቀረፁ ታሪኻውን ጥንታውን ቅርስታት ዘርኢ ምስሊ እዩ። ኣብ ከተማ ኣኽሱም ዝርከብ ቡዙሓት ሃወፅትታት ናብ ኣኽሱም እናመፁ ካብ ዝህውፅዎ ዓይነታት ቅርሲ እዩ።

ለምለም ዝኮነ ገፀ ምድሪ ጥውይዋይ ዝኮነ መንገዲ ዝተፈላለዩ ጎቦታት ብሓፈሻ ሃፍቲ ተፈጥሮን ተፈጥሮ ንሓደ ከባቢ ዘርኢ ምስሊ እዩ፡፡

ካብ ዓይነታት ምግቢ ሓደ ኮይኑ መብዛሕቲኡ ግዜ ህዝቢ ኢትዮጵያ ዝምገቦ እንጀራ እናተባህለ ዝፍለጥ ዓይነት ምግቢ ዘርኢ ምስሊ እዩ እንጀራ ብርግኦን ስልስን ተቐሪቡ ዘርኢ ምስሊ እዩ።

ካብ ዓይነታት ባህላዊ መስተ ሓደ ኮይኑ ስዋ እናተባሃለ ዝፍለጥ ዓይነት መስተ እዩ፡፡ መብዛሕትኡ ግዘ ካብ ስገም ፣ጌሾ፣ ዳጉሻ፣ ምሸላ ዝስራሕ ዓይነት ባህላዊ ዓይነት መስተ እዩ፡፡

ማሕበረሰባዊ ሂወትን መነባብሮን ናይ ሓደ ማሕበረሰብ ዘርኢ ምስሊ ኮይኑ፣ ኣብ ሓደ ማሕበረሰብ ኣብ ዕዳጋ እንትለዋወጥን እንትተዓዳደግን ዘርኢ ምስሊ እዩ፡፡

ኣብ ዝኮነ ማሕበራዊ ባህላዊን ሃይማኖታዊን በዓል ደረፍቲ ምስ ሰናይ ባንድ ዝባሃል እናደረፉ ማሕበረ ሰቦም የዘናግዑ ኣለዉ፡፡

ወዲ ሰብ ኣብ ሓበራዊ ሕይወቱ ዝተፈላለይ ዓይነታት መስተ ኽጥቀም ይኽእል ዩ ዝቲ ንርእዮ ዘለና ድማ ካብቶም ባህላውን ብጣዕሚ ዝጽቡቕን ጥዑሙን ዝኾነ ካብ ዝተፈላለይ ዓይነንታት ምህርቲ ሥራሕ ሥዋ ተብሂሉ ዝፍለጥ ዓይነት መስደይዩ መውዙሕቲ ጊዜ ጽራይ ተባሂሉ ዝጽዋዕ ኣይነት ሥዋ እዩ::

ኻብትሞ ዓቦይቲን ናይ በረኻን እንስሳ ዝበሃሉ ሓደ ሓርማዝ እዩ

ሓፈሻዊ ሸቀጣ ሸቀጥ ዝሽየጠሉን ዝዕደገሉን ቦታ ዘርኢ ምስሊ ኮይኑ ደቂ አንስትዮ ንመፀባበቅን ንመመላክዕን ካብ ዝጥቀማሉ ከም ኩሕሊ፣ ቅብአት ወዘተ ዝሓዘ ምስሊ እዩ።

ካብቶም ወዲሰብ ማሕበራዊ ሂወት ዝገብረሎም ንግድን ምትዕድዳግን ዘርኢ ምስሊ ኾይኑ ዝተፈላለዩ መፅሓፍቲ፣ መስቀል ፣ማዕተብ ወዘተ ዝበሉ ነገራት እንትተዓዳደጉ ዘርኢ ምስሊ እዩ ።

ሓደ ማሕበረሰብ ባህሉ ፣ታሪኹ ብዝምጥን መልክዑ ብጣዕሚ ሰሓባይን መሳጣይን ናብ ዝኾነ ተፈጥራዊ መልከአምድር ባዕሉ ወይ ከዓ ሃይማኖቱ እንተኽብር ዘርኢ ምስሊ እዩ።

ቡቅልቲ እናተብሃለ ዝፅዋዕ ካብ ዓተባሕሪ ዝስራሕ እዩ። መብዛሕትኡ ግዜ ኣብ ሃይማኖታዊ በዓላት ዓተባሕሪ ማይ ኣሊኽካ ን ኽልተ ሰለስተ መዓልቲ ኣፅኒሕኻ ኣብቁልካ ዝብላዕ ዓይነት ምግቢ እዪ።

መርዓትን መርዓውን ሃይማኖታዊ ስርዓቶም ኣክቢሮም ኣብ ሃይማኖታዊ ቦታ ወይ ክዓ ብቤተክርስትያን ብናይ ቤተ ክርስትያን ኣፀዋውዓ ስጋ ሃደሞ ተቀቢሎም ተክሊል ብዝብሃል ስርዓተ ቤተ ክርስትያን እንተካይዱ ዘርኢ ምስሊ እዩ፡፡

ደቂ አንስትዮ ባህላዊ መመላካክዒታት ተጠቂመን እንትፀባበቃ ወይ ከዓ እንትመላካክዓ ዘርእይ ምስሊ እዩ::

ሕጊ መክበርቲ መብዛሕትኡ ግዜ ፖሊስ እናተባሃሉ ዝፍለጡ ሰባት ዘርኢ ምስሊ ኮይኑ ኣብ ዝኮነ ህዝባዊ በዓል ኣብ ኣደባባይ ምርኢት እንተርእዩ ዘርኢ ምስሊ እዩ፡፡

ተፈጥሮን ገፀ ምድር ናይ ሓደ ከባቢ ዘርኢ ምስሊ ኮይኑ ሓባጥ ጎባጥ ዝኮነ ጎቦ ዝተፈላለዩ ዓይነታት ኣእዋም ወዘተ ዘርኢ ምስሊ እዩ፡፡

እቶም ዓይነታት ናይ ገዛ እንስሳ ወይ ከዓ እንስሳታት ዘቤት ብጣዕሚ ተኣማኒን ሓላዊ ገዛን ዝኮነ ከልቢ ተባሂሉ ዝፅዋዕ ናይ ገዛ እንስሳ ዘርኢ ምስሊ እዩ፡፡

ውዲ ሰብ ተመጅይዎ ጢቓሙዎን ጥዕንኡ ንኽሕሉን ካብ ዝጥቀሙሎም ዓይነታ ኣትክልቲ ከም ኮሚደሬ፣ ማንጎ ንርኢ ኣለና።

ዝተዓጠቁ ሰባት ዘርኢ ምስሊ ኮይኑ መብዛሕትኡ ግዜ ሕጊ መክበርቲ ወይ ከዓ ምልሻታት እንዳተባሃሉ ዝፅውዑ ሰባት ሰላማዊ ሰልፊ እንዳገበሩ ዘርኢ ምስሊ እዩ፡፡

ሓደ ካብቶም ፍሉጣት ኤርትያዉያን ሙዚቀኛታት ሳሚ ብርሃነ ዝበሃል ሙዚቀኛ ዘርኢ ምስሊ እዩ፡፡

ኣርማ ወይ ክዓ ምልክት ናይ ሓደ ትካል ዘርኢ ምስሊ ኮይኑ፣ እዚ ምስሊ ድምፂ ወያነ ትግራይ ዝብሃል ሓደ ናይ ዜና ኣውታር ኣርማ ወይ ክዓ ምልክት ዘርኢ ምስሊ እዩ፡፡

ካብቶም ሓደ ማሕበረሰብ ባህሉን ጥበቡን ዝገልፅሎም ማሕበራዊ ጉዳያት ሓደ ዝኮነ መርዓ ተባሂሉ ዝፍለጥ ዘረኢ ምስሊ ኮይኑ መርዑት ምስ ኣዕርክቶም ዘረኢ ምስሊ እዩ::

ካብቶም ፍሉጣት ፓሎቲከኛታት ትግራይ ሓደ ዝኮነ አቶ ጌታቸዉ ረዳ ዝብሃል ሰብ ዘርኢ ምስሊ እዩ፡፡ አብዚ ሕዚ እዋን ፕረዚዳንት ግዜዊ ምምሕዳር ትግራይ እዩ፡፡

ፖለቲከኛታት ትግራይ ተኣኪቦም ብፍላይ ከዓ ቤት ምክሪ ከተማ መቐለ ንራብዓይ ዘመን መበል ሰላሳን ሓሙሽተን ስሩዕ ጉባኤኦም እንተሳልጡ ዘርኢ ምስሊ እዩ፡፡

ካብቶም ኣብ ገዛ ወይ ክዓ ኣብ ቢሮ ዝርከቡ ናይ ኤሌክትሮኒክስ ኣቑሑት ሓደ ኮይኑ ናይ መብራህቲ ሓይሊ ኣመጣጢኑ ዘመሓላልፍ ስታፕላይዘር እናተብሃለ ዝፅዋዕ ዓይነት ኣቕሓ ዘርኢ ምስሊ እዩ፡፡

ፅሬቴና ንምሕላው ኻብ እንጥቀመሎም መሳርሕታት ሓደ እዩ ።መብዛሕትኡ ግዜሶፍት ተባሂሉ ዝፅዋዕ ንምንፋጥ፣ ንምፅራግን፣ ንምፅራይን ወዘተ እንጥቀመሉ እዩ።

ካብቶም ፍርያት ናይ ክረምቲ ዝኮኑ ዝብልዑ ዓይነታት ኣትክልቲ ሓደ ኮይኑ በለስ ተባሂሉ ዝፍለጥ ዓይነት ተክሊ እዩ። ብበዝሒ ኣብ ትግራይ ዝርከብ ዓይነት ተክሊ እውን እዩ። መብዛሕትኡ ግዜ ኣብ ከባቢ ዓዲግራትን ወጅራትን ዝርከብ ዓይነት ተክሊ እዩ፡፡

ደቂ ኣንስትዮ ትግራይ ማዕሪገንን ፀቢቐንን ንኽረኣያ ካብ ዝገብረኦም ዓይነትታት መጋየፂ ዘርኢ ምስሊ ኾይኑ ከም ጥልፊ፣ ወርቂ፣ ውቃጦ ዝሓዘ ምስሊ እዩ

ሓደ ካብቶም ውህብቶታታት ፈጣሪ ዝኾነት ፀሓይ እንትትዓርብ ዘርኢ ሞስሊ እዩ።

ዝተፈላለዩ ዓይነታት ኣእዋም ዘርኢ ምስሊ ኮይኑ መብዛሕትኡ ግዜ ኣብ ከተማ ዝነብር ማሕበረ ሰብ ኣብ ገዝኡን ከባቢኡን ዝተክሎም ንፅላልን መመላኪዕን ዝጥቀመሎም ዓይነታት ተክሊ ዘርኢ ምስሊ እዩ፡፡

ዝተፈላለዩ እፅዋትን ኣትክልትን ዝሓዘ ደስ ዝብል ናይ ተፈጥሮ ቦታ እዩ፡፡ መብዛሕትኡ ግዜ ንዝንጋዕ፣ ንምንባብ ፣ንፅላልን ንፋስ ንምውሳድ ዝጠቅሙ ቡዙሓት ዓይነታት እፅዋት ዝሓዘ ቦታ እዩ፡፡

ወዲ ሰብ ሕይወቱ ንመምህራህ እተፈልል ዓይኒታ ሥርሓቲ ሠርሕ ምዃኑ ይፍለጥ እዩ ኣብቱ ንርእዮ ዘለና ድማ ሓደ ሰብኣይ መራቢል ናብ ሓንቲ ተሽከርካሪት እናፃዓነ ወይ ከዓ እናውረደ ነርኢ ኣለና።

ናይ ደቂ ኣንስትዪ ናይ ፀጉሪ ስርሒት ዘርኢ ምስሊ እዩ። መብዛሕትኡ ግዜ ደቅኣንስትዮ ፀቢቀን ንኽረአያ ፀጉረን ካብ ዝስራሕሉ ቁናኖ ተባሂሉ ካብ ዝፍለጥ ሓደ እዩ። መብዛሕትኡ ግዜ ኣብ ክርስትና፣ መርዓ ፣ልደት ፣ ሃይማኖታዊ በዓላት ፀጉረን ዝሰራሓሉ ቁናኖ እዩ።

ዝተፈላለዩ ቆወምትን ዓበይትን ኣእዋም ወይ ከዓ እፅዋት ዘርኢ ምስሊ ኮይኑ ከም ሞሞና፣ ገባ ፣ሊሓይ፣ ኣውሒ ወዘተ ዝበሉ ዓይነታት እፅዋት ዘኢ ምስሊ እዩ፡፡

ካብቶም ንምግብን ንመስተታትን ዝርከብሎም ቦታታት ወይ ከዓ ገዛታት ሓደ ኮይኑ ሆም ላንድ ሆቴል እናተባሃለ ዝፅዋዕ ሆቴል ዘርኢ ምስሊ እዩ፡፡

ዝተፈላለዩ ንመጋየፂታት ዘርኢ ምስሊ ኮይኑ መብዛሕትኡ ግዜ ብተከተልቲ ሃይማኖት ክርስትና ዝግበሩ ዓይነት መጋየፂታት ዘርኢ ምስሊ እዩ። ንኣብነት ማዕተብ፣ መስቀል ወዘተ ዝሓዘ ምስሊ እዩ፡፡

ናይ ሓደ ከባቢ ማሕበረሰብ ኣብ ዝኮነ ማሕበራዊ ሂወት ወይ ከዓ ጉዳይ ዝሳተፍ ዘርኢ ምስሊ ኮይኑ ኣብ መርዓ፣ ክርስትና፣ ፀበል፣ ሓዘን፣ ተስካር ወዘተ ሓበራዊ ሂወቱ እንትመርሕ ዘርኢ ምስሊ እዩ፡፡

ውፅኢት ሕርሻ ሓደ ብሕርሻ ዝመሓደር ማሕበረሰብ ሓደ ዝኮኑ ኣትክልትን ኣዝርእትን ዘርኢ ምስሊ ኮይኑ ናይ ገባር ሕርሽኡ ውፅኢት ዝኮኑ ምሸላ ባሕርን ድንሽን ዘርኢ ምስሊ እዩ፡፡

ካብቶም ዓይነታት መጓዓዝያን ተሽከርከርትን ዘርኢ ምስሊ ኮይኑ መብዛሕትኡ ግዜ ሑፃ፣ እክሊ፣ እምኒ፣ ጡብ ወዘተ ካብ ሓደ ቦታ ናብ ካሊእ ንምጓዓዝ ካብ አንጥቀመሎም ዓይነታት ተሽከርከርቲ እዩም፡፡

ሓደ ካብቶም ሃይማኖታዊ፣ ባህላውን ታሪካውን ንዋያት ኦርተዶክስ ቤተ ክርስትያን መስቀል እናተባሃለ ዝፅዋዕ ንዋየ ቤተ ክርስትያን ዘርኢ ምስሊ እዩ፡፡

ዓይነታት እንስሳት ዘቤት ወይከዓ ናይ ገዛ እንስሳ ዘርኢ ምስሊ ኮይኑ ኣናእሽቲ ካብ ጤል ዝተወለዳ ማሓሲእ እንዳተባሃላ ዝፍለጣ ዓይነታት እንስሳ ዘቤት ወይከዓ ናይ ገዛ እንስሳ ዘርኢ ምስሊ እዩ።

ኣብዝ ተፈላለይ ዮሓናት ብዝ ተፈላለይ ኣፑታት ዝተመርሐት እታ ጥንታዊትን ታሪኻዊትን ኣብ ኢቲጵያት ትርቀብ ኃይማኖት ክርስትና ኦርቶዶክስ እያ እዞም ንርእኦም ዘለና ድማ ነታ ጥንታዊትን ታሪኻዊትን ዝኾነት ኦርቶዶክስ ክርስትና ዝመወርኁ ዘለዋ ኣቦና ኣው ነማትያስ እዮም።

አብ ዝኮነ ማሕበራዊ ጉዳይ ደቂ ሰባት ባህሎምን ጥበቦምን እንተር'ዩ ዘርኢ ምስሊ ኮይኑ ሳዕስዒት ዝበሃል ባህልን ጥበብን የር'ዩ አለዉ።

ኣብ መውፅኢ ደገ ሰላም ማርያም ፅዮን ኣክሱም ዝርከብ ኣመንቲ ሃይማኖት ኦርቶዶክስ ዝኾኑ ሰባት በረከት ወይ ካዓ ምሕረት ንኽረኽቡ ኣብ ግንባሮም ዝቑርሕዎ ሓመኩሽቲ ዝብሃል ሓመድ ዝሓዘ ቦታ እዩ፡፡

ካብ ዓይነታት ባህላዊ ምግቢ ሓደ ኾይኑ መብዛሕቱኡ ግዜ ኣብ ከባቢ ዞባ ምብራቅ ዝስራሕ /ዝተለመደ/ጥሕሎ እናተባህለ ዝፅዋዕ ዓይነት ባህላዊ ምግቢ ዘርኢ ምስሊ እዩ።

ካብቶም ብቛንቛ ትግርኛ ዝተፅሓፉ መፃሕፍቲ ሓደ ኮይኑ ሓደ እዃ ምሳይ ኣይነበረን ጎይታ ቁመለይ ኣበርትዓኒ ከዓ ከም ደስታ ውን ኣናግፈኒ ዝብል ኣርእስቲ ዝሓዘ መፅሓፍ ዘርኢ ምስሊ እዩ።

ወዲ ሰብ ኣቕሑት ካ ሓደ ቦታ ናብ ካልእ ቦታ ብቕሊኢሉ ንምቋዓዝ ዝጥቀመሉ ሓደ ዓረብ እያናተሃለ ዝጽዋዕ ካብ እንጨይቲ ዝሥራሕ ኣይነት መጓዓዝያ እዩ።

ናይ ሓደ ሕብረተሰብ ጥበብን ባህልን ዘርኢ ምስሊ ኮይኑ ዝኮነ ሃይማኖታዊ በዓል ንምክባር ባህልን ጥበብን ናይ ሓደ ማሕበረሰብ ዘርኢ መልክዑ ህዝቢ ፃዕዳ ክዳንት ተከዱኑ በዓሉ እንተክብር ዘርኢ ምስሊ እዩ፡፡

ካብ ዓይነታት ተሽከርከርቲ ኤፍኤስኣር እናተብሃለ ዝፅዋዕ ናይ ነግዲ ኣቁሑት ካብ ቦታ ናብ ቦታ ንምንቅስቃስ ዝጠቅም እዩ።

ካብቶም ናይ ገዛ ኣቁሑ ሓደ ኾይኑ መብዛሕትኡ ግዜ ፉል፤ ፋታ።፣ፉል ሓጃ እንቁላሊሕ ፍርፍር ዝበሃሉ ምግብታት ንመትሐዚ ካብ እንጥቀመሎም ኣቁሑ ሓደ እዩ።

ደቂ ሰባት ዝተፈላለዩ ናይ መስተን ምግብን ዝረክብሉ ቦታ ዘርኢ ምስሊ ኮይኑ ኣብ ኣብ ኣክሱም ዝርከብ ፊኒክስ ኮርነር እንዳተባሃለ ዝፍለጥ ደቂ ሰባት ዝትፈላለየ ኣገልግሎታት ዝርከብሉ ቦታ ዘርኢ ምስሊ እዩ፡፡

ካብ ዓይነታት እንስሳ ሓደ ኮይኑ ኣድጊ እናተባሃለ ዝፅዋዕ ፡፡ካብቶም እንስሳ ዘቤታት ወይ ከዓ ናይ ገዛ እንስሳ ዝበሃሉ ሓደ እዩ፡፡ መብዛሕትኡ ግዜ ማሕበረሰብ እክሊ ንምፅዓን፣ ማይ ንምምፃእ ካብ ዝጥቀመሎም እንስሳታት ሓደ እዩ፡፡

ኢሳያይ ኣፈወርቂ ይባሃል ፣ ናይ ሃገረ ኤርትራ ፕረዚዳንት እዩ፣ ንከባቢ 34 ዓመት ፕረዚዳንት ኮይኑ ዝመርሕ ወይ ከዓ ዘገልግል ዘሎ መራሑ እዩ፡፡

ካብቶም ባህላዊ መስተታት ሓደ ኮይኑ መብዛሕትኡ ግዜ ስዋ ተባሂሉ ዝፍለጥ ዓይነት መስተ ካብ ስገም፣ ዳጉሻ፣ ምሸላ፣ ጌሾ ዝስራሕ መስተ ዘርኢ ምስሊ እዩ፡፡

ኣብ ሓፈሻዊ ሸቀጣ ሸቀጥ መዐደግን መሸጥን ዝርከቡ ስንና ንምሕፃብ ወይክዓ ፅሩይ ንምግባር ካብ እንጥቀመሎም ከም ኮልጌት ፣ ሲግናል ወዘተ ዝበሉ ዝሓዘ ምስሊ እዩ፡፡

ካብ ዓይነታታት እንስሳ ሓንቲ ወይ ከዓ ሓደ ኾይኑ ወይ ኮይና ዛግራ እናተባለ ወይ ና እናተባህላት ዝፅዋዕ ወይ እትፅዋዕ እንስሳ ት ዘ ገዳም ወይ ከዓ እንስሳ ት በረኻ ዘርኢ ምስሊ እዮ ኻፍቶም ዝብልዑ እንስሳ ሓደ እዩ።

ባህላዊ ክዳን ናይ ትግራይ ብዘመናዊ መልክዕ ተሰርሑ መርዑ ተከዲነሞ ዘርኢ ምስል እዩ፡፡ ኣብ ክርስትና፣ ኣብ መርዓ ክንክደኖ እንክእል ብዘመናዊ መልክዕ ዝተሰርሐ ናይ ባህላዊ ክዳን ዘርኢ ምስሊ እዩ፡፡

ካብቶም ደቂ ኣነስትዮ ትግራይ ኣብ ማሕበራዊ፣ ባህላዊን ሃይማኖታዊን በዓላት ወይ ከዓ ጉዳያት ንመጋየፂ ካብ ዝጥቀመኦ ዓይነት መጋየፂ ወርቂ ተባሂሉ ዝፅዋዕ ዓይነት መጋየፂ ዘርኢ ምስሊ እዩ፡፡

ወዲ ሰብ ጥዕኖዑ ኽሕሉን ኣካሉን ኸጥንክርን ዝተፈላለ ዓይነታት ስጶርት ክሠርሕ የኽእል እዩ ሓደ ካ ኣይነታት ስጶርት ጕያ ኾይኑ ኣብቲ ንርእአ ዘለና ድማ ጕያይት ወርቅነሽ እዲሳ ዝተብሃለት ናይ ኦስካ መራቶን ኣሸልናፊትከም ዝኾነት እዩ።

ካብቶም ታሪካውን ሃይማኖታውን ንዋያት ትግራይ ሓደ ዝኾነ ናይ ቤተ ክርስትያን መጽሓፍን ካልኦት ንዋያትን ዘርኢ ምስሊ እዩ።

ኣብ ወጻኢ ዝነብሩ ተጋሩ ተኣኪቦም ፖለቲካዊ ተቃዉምኦም እንተሪኡ ዘርኢ ምስሊ ኮይኑ ኣብ ትግራይ ዝግበር ዘሎ ኩናት ጠጠዉ ይበል ዝብል ጭርሖ ዝሓዘ ፅሑፍ ሒዞም ዘርኢ ምስሊ እዩ።

ኣብ ዓለም ዝነብር ሕዝቢ ኣብ ዓለም እንታይ ይግበር ከም ዘሎን ምፍላጥ ዙይ ተፋላለይ ዓኔታት መርኸብቲ ሓፋሽ ተጥዒሙ መልእኽቲ ኽሰማይ ይኽል ዝኾነ መራኻብ ሓፋሽ ወይከዓዘይ ንኣውታር ናብ ጅቡ ቲ ዝግበር በረራ ኣብ ሰሙን ክልተ ጊዜ ኸምዝኸውን መልእኽቲ የምሃላልፍ ኣሎ።

ናይ ንግዲ ምትዕድዳግ ትካላት ኣገልግሎቶም ንማሕበረሰብ ብዝተፈላለየ መንገዲ ከፋልጡ ወይ ከከጋውሑ ይክእሉ እዮም ሓደ መፋለጢ መንገዲ እንትጥቀሙ ዘርኢ ምስሊ እዩ፡፡

መጋየፂ ወይ መመላኪዒ ዘርኢ ምስሊ ኮይኑ መብዛሕትኡ ግዜ ደቂ ሰባት ኣብ ሃይማኖታዊ ባህላዊን ሓበራዊን ጉዳያት ዝመላክዕሎም ዓይነታት መጋየፅቲ ዘርኢ ምስሊ እዩ፡፡

ናይ ሓደ ማሕበረ ሰብ ኣነባብራ ጥበብን ባህልን ዘርኢ ምስሊ ኮይኑ መብዛሕትኡ ግዜ ማሕዘል እናተባሃለ ዝፍለጥ መሕዘሊ ህፃን ካብ ዝጠቅሙ ጥበባት ትግራይ ሓደ እዩ፡፡

ወዲ ሰብ ሰውነቱ ልስሉስ ምዕሩግን ሳሓባይን ንምግባር ካብ ዝጥቀምሎም ኣቁሑት ዝሸየጠሉን ዝዕደገሉን ሓፈሻዊ ሻቀጣ ሸቀጥ ዝካየደሉ ቦታ ዘርኢ ምስሊ እዩ፡፡

ወዲሰብ ካብቶም መሰረታዊ ድሌታት ዝብሃሉ ሓደ መንበሪ እዩ:: እቲ ምስሊ ናይ ሓደ ስድራቤት መንበሪ ገዛውቲ ዘርኢ ምስሊ ኮይኑ ከም ደብሪ፣ ህድሞ ፣ ወዘተ ዘርኢ ምስሊ እዩ::

ማሕበራዊ ሂወት ናይ ሓደ ማሕበረ ሰብ ቤተሰብ ዘርኢ ምስሊ እዩ፡፡ ማሕበረ ሰብ ኣብ ዝኮነ ጉዳይ ማለት ክርስትና፣ መርዓ ወዘተ እናሰዕሰዐ ወይ ከዓ እናተላሃየ ዘርኢ ምስሊ እዩ፡፡

ካብቶም ጥበብን ባህልን ኣኽሱማዉያን ዘርኢእዩ ካብ እምኒ እናተቐረፁ ዝስርሑ ዓይነታት ቕርፂ ዘርኢ ምስሊ ኮይኑ መብዛሕትኦም ኣኽሱማዉያን ብዝተፈላለየ ቅርፂ እናቐረፁ ናብ ዕዳጋ ካብ ዘቕርብዎም ዓይነታት መጋየፂ ሓደ ዘርኢ ምስሊ እዩ።

ምደበኦም ኣብ ሕጊ መክበሪ ኮይኑ ሓደ ሰብኣይ ዘርኢ ምስሊ ኮይኑ ባጃጅን ካልኦት ናይ ከተማ ተሽከርከርትን ናይ ታራ መትሐዚ ደንቢ ክዳን ዝተከደነ መክበሪ ሕጊ ዘርኢ ምስሊ እዩ፡፡

ዝተፈላለዩ ኣቁፅልትን እፅዋታትን ዘርኢ ምስሊ እዩ፡፡ መብዛሕትኡ ግዜ ኣብ መንበሪ ገዛና ከም መመላክዒ ወይ ከዓ መፀበቂ ንፅላል እንጥቀመሎም ዓይነታት እፅዋት እዮም፡፡

ኣእዋም መንገዲ ገዛውቲ ወዘተ ናይ ሓደ ከተማ ዘርኢ ምስሊ ኮይኑ ብሓፈሻ ሓድጊ ተፈጥሮ ናይ ሓደ ከተማ ዘርኢ ምስሊ እዩ፡፡

ወዲ ሰብ ንዝተፈላለዩ መፃባበቂታት ዝጥቀመሎም ዓይነታት ምስሊ ዘርኢ እዩ፡፡ ዝተፈላለዩ ናይ ፀጉርን ስኒን መመላኪዒታት ወይ ከዓ መፀባበቂታት ዘርኢ ምስሊ እዩ፡፡

ወዲ ሰብ ዝተፈላለዩ ማሕበራዊ ግልጋሎታት ዝረክበሎም ትካላት ሓደ ኮይኑ ማሕበረሰብ ኣንፈት ንምሕባር ካብ ዝጥቀመሎም መንገዲታት ዝጥቀም መፋለጢ ዘርኢ ምስሊ እዩ፡፡

ካብቶም ነፈርትን በረርትን ዓይነታት ኣዕዋፍ ሓደ ኮይኑ ሽላ ተባሂሉ ዝፍለጥ ዓይነት እንስሳ በረካ እዩ፡፡ መብዛሕትኡ ግዜ ደርሆ እናበልዐ ዝነብር እንስሳ እዩ፡፡

ሻራ እናተብሃለ ዝፅዋዕ ዘመናዊ ናይ ጫማ ዓይነት እዩ። መብዛሕትኡ ግዜ መናእሰይ ዝገብርዎ ዓይነት ጫማ እዩ። ደቂ ኣንስትዮን ደቂ ተባዕትዮን ክገብርዎ ዝኽእሉ ዓይነት ጫማ እዪ።

ሜጀር ጀነራል ገብረመድህን ፍቃዱ ወይከዓ ወዲ ነጮ እናተባሃለ ዝፍለጥ ሓደ ካብቶም ፍሉጣት ናይ ኢ/ያ ጀነራላት እዩ።2014 ዓ/ም ኣብ ቤት ማእሰርቲ እናሃለወ ዝሞተ ጀነራልእዩ፡፡

ሃይማኖታዊ ቦታ ዘርኢ ምስሊ ኮይኑ ብፍላይ ከዓ ኦርቶዶክስ ሃይማኖት ተከተልቲ ፈጣሪኦም ዝልምንሉን ዝፅልዩልን ቤተ ክርስትያን እናተባሃለ ዝፅዋዕ ቦታ ዘርኢ ምስሊ እዩ፡፡

ሓፈሻዊ ሸቀጣ ሸቀጥ ዝሽየጥሉን ዝዕደግሉን ቦታ ዘርኢ ምስሊ ኮይኑ ዳይፐር ናይ ቆልዑ ኣብ ዝኮነ ሓፈሻዊ ሸቀጣ ሸቀጥ ንክሽየጥ ከም ዝተዘጋጀወ ዘርኢ ምስሊ እዩ፡፡

ስዋ እናተብሃለ ዝፍለጥ ካብ ባህላዊ መስተታት ሓደ እዩ። ካብ ስገም፣ ዳጉሻ፣ ጌሾ ካብ ዝብሃል ቆፅልን ካልኦትን ሓዋዊስካ ዝስራሕ ባህላዊ መስተ ዘርኢ ምስሊ እዩ።

ካብቶም ናይ ገዛ ኣቁሑት ሓደ ዝኮነ ካብ ዕንጨይቲ ዝስራሕ ንመደቀሲ ዝጠቅም ዓራት ተባሂሉ ዝፍለጥ ኣቅሓ ዘርኢ ምስሊ እዩ፡፡

ሓንቲ ጓል ኣነስትይቲ ዝተፈላለዩ መጋየፅታትን መፀበቅታትን ጌራ ዘርኢ ምስሊ እዩ፡፡ መብዛሕቱኡ ግዜ ደቂ ኣነስትዮ ትግራይ ኣብ ኣሸንዳ ዓይኒ ዋሪ ዝገብረኦ ባህላዊ መጋየፀታትን መፀባበቅታትን ዘርኢ ምስሊ እዩ፡፡

ካብቶም ባህላዊ መማላክዒታት ወይክዓ መፀባበቂታት ሓደ ዝኮነ ደቂ ኣንስትዮ ኣብ ባህላውን ማሕበራውን ጉዳያት ጨጉረን ዘባላክዓሉ ቁናኖ እናተባሃለ ዝፅዋዕ ዘርኢ ምስሊ እዩ፡፡

ብጣዕሚ ሰሓባይን ፅኑዕን ዝኾነ ንመምበሪ ዝጠቅም ገዛ ዘርኢ ምስሊ ኾይኑ መብዛሕትኡ ግዜ ኣብ ትግራይ ምብራቃዊ ዞባ ንመንበሪ ዝስራሕ ገዛ ዘርኢ ምስሊ እዩ።

ወዲ ሰብ ኣብ እዋን ቁርሲ ካብ ዝጥቀሞም ዓይነታት ምግብን መስተን ከም ማዓር፣ ሻሂ፣ ቅጫ ዝሓዘ ምስሊ እዩ፡፡

ባህላዊ ጫማ ናይ ደቂ ተባዕትዮ ዘርኢ ምስሊ ኮይኑ መብዛሕትኡ ግዜ ደቂ ተባዕትዮ ኣብ ሃይማኖታዊ ባህላውን ማሕበራውን በዓላት ወይ ከዓ ጉዳይን ዝገብርዎ ዓይነት ጫማ እዩ፡፡ ኣብ መርዓ፣ ጥምቀትን ክርስትናን ወዘተ ዝግበር ዓይነት ጫማ እዩ፡፡

ናይ ህፃናት ቤት ትምህርቲ ዘርኢ እዩ፡፡ ህፃናት ኣብ ቤት ትምህርቲ እንዳተማሃሩ ዘርኢ ምስሊ እዩ፡፡ ዝተፈላለዩ ናይ ትምህርቲ ትሕዝቶታትን ተማሃሮን ዘለዉዎ ቤት ት/ቲ ዘርኢ ምስሊ እዩ፡፡

ካብ ዓይነታት ናይ ገዛ አቁሑ ሓደ ኾይኑ መብዛሕቲኡ ግዜ ፃባ ፣ ስዋ ፣ማይ ወዘተ ንምትሓዝ እንጥቀመሉ ቾክ እናተባህለ ዝፀዋዕ ናይ ገዛ አቅሓ ዘርኢ ምስሊ እዩ፡፡

ተሽከርከርትን መጓዓዝያን ዘርኢ ኾይኑ ሓፈሻዊ መፀዋዕዑ ኣንቡላንስ እኔተቤሃለ ዘርኢ እዩ ።ናዬ ቀይሕጠመሰቀል እየን እተን መኪና

ትግራይ ቴሌቭዥን ዝበሃል ፤ሓደ ኣብ ትግራይ ዝርከብ ናይ ዜና ኣውታር ማሕበር ቀይሕ መስቀል ኢትዮጵያ ልዕሊ ዓሰርተ ሸውዓተ ሚሊዮን ብር ዝግመት ኣፋውስን ናውቲ ሕክምናን ደገፍ ከም ዝገበረ ዜና እንተመሓላልፍ ዘርኢ ምስሊ እዩ። እዩ።

ጀነራል ዮሃንስ ወልደጀወርግስ ወይ ከዓ መዲድ ይበሃል። ሓደ ኻፍቶም ፍሉጣት ናይ ኢትዮጵያ ጀነራላት እዩ። ኣብዚ ሐዚ እውኔ ድማ ሓደ ካፍቶም ምክልኻል ሓይልታት ትግራይ ዝመርሑ ዘለው ወታደራዊ መራሕቲ እዩ።

ባንዳራ ወይ ከዓ ኣርማ ናይ ሓደ ክልብ ዘርኢ ምስሊ ኮይኑ እቲ ምስሊ መቐለ 70 እንድርታ ኩዕሶ እግሪ ክለብ ምልክት ዘርኢ ምስሊ እዩ፡፡ ደገፍቲ እቲ ክለብ ኣብ ፀወታ ባንደራ ናይ እቲ ክለብ ሒዞም እንትድግፉ ዘርኢ ምስሊ እዩ፡፡

ሃፍቲ ተፈጥሮን ተፈጥሮን ናይ ሓደ ከባቢ ዘርኢ ምስሊ ኮይኑ ዝተፈላለዩ ዓይነታት ኣዝርእቲ ዝተፈላለዩ ዓይነታት ኣእዋም እምንን ወዘተ ዘርኢ ምስሊ እዩ

ኣብ ጶሎቲካ ኢቲጴያ ካብቶም ብንኡስ ዕድሚዮም ጀሚሮም ንስታፍን ዝተፈላለይ መፍተታ ዝኃዙ ሓሳባትን ብምቕራብ ዝፍለጡ ጶሎቲቀኛያታት ሓደ ዓተ ልደጡ ኣያለዩ እዮም።

ሃይማኖታዊ ቦታ ዘርኢ ምስሊ እዩ፡፡ ተከተልቲ ሃይማኖት ኦርቶደኩስ ኣብ ቤተክርስያን ኮይኖም ሃይማኖታዊ በዓል እንተክብሩ ወይ ከዓ ሃይማኖታዊ ትምህርቲ እንትማሃሩ ዘርኢ ምስሊ እዩ፡፡

ዝተፈላለዩ ምግብታትን መስተታቶን ዝርከብሉ ቤት መስተን ምግብን ዘርኢ ምስሊ እዩ። ደቅሰባት ምግቢ እናበልዑን መመስተ እናሰተዩን እናተዘናግዑን ዘርኢ ምስሊ እዩ።

ኣብ ቢሮ ወይ ካዓ ኣብ ገዛ ኮፍ መበሊ ኮይኑ ካብ ዝጠቅም ወናብር ሓደ ኮይኑ፤ መብዛሕቲኡ ግዜ ኣብ ቢሮ ንጥቀመሉ ወንበር ዘርኢ ምስሊ እዩ።

ወዲ ሰብ ብዝተፈላለይ ምኽንያት ካብ ቦታ ናብ ቦታ ኽንቀሠኣስ ይኽእል እዩ ካብቶም ካ ሓደ ቦታ ናብ ካር ዩቦታ ንምጐዓ ሕዚ ዝተቆሞሎም ዓነታት ተሽከርከርቲ ናይ ከተማ መኪናን ናይ ገዛ መኪናን ንርኢ ኣለና

ካብቶም ዓይነታት ተሽከትከርትን መጓዓዝያን ሓደ ኮይኑ መብዛሕትኡ ግዜ ጋሪ እንዳተባሃለ ዝፍለጥ ዓይነት መጓዓዝያን ተሽከርካርን ዘርኢ ምስሊ እዩ፡፡ እዚ ኣብ ምስሊ እንሪኦ ዘለና ድማ ጋሪ ማይ ካብ ሓደ ቦታ ናብ ካልእ ቦታ እንተጓዓዕዝ ዘርኢ ምስሊ እዩ፡፡

ካብቶም ዝኮነ ምህርትታት ስራሕቲና ሓደ ትካል ናብ ማሕበረ ሰብ ዝፋለጠሎም መፋለሊጢ እንደተባሃለ ዘርኢ ምስሎ ኮይኑ ሓደ ሕክምና ስኒ ዩኒን ዝባሃል ኣገልግለቱ እንተፋልጥ ዘርኢ ምስሊ እዩ፡፡

ካብቶም ብጣዕሚ ተፈራሕትን ሓያላትን እንስሳ በረካ ዝኮነ ኣንበሳ እናተባሃለ ዝፍለጥ እንስሳ ዘርኢ ምስሊ እዩ፡፡

መህንድራን ሳይክልን ዝበሃሉ ዓይነታት ተሽከርከርትን መጓዓዕዝትን ዘርኢ ምስሊ እዩ። ሰብ ይኹን ኣቁሑት ካብ ቦታ ናብ ቦታ ንምጉዕዓዝ እንጥቀመሎም ዓይነታት ተሽከርከርትን መጓዓዕዝትን ዘርኢ ምስሊ እዩ።

ባህላዊ መጋየፅታት ደቂ ኣነስትዮ ትግራይ ዘርኢ ምስሊ እዩ፡፡ መብዛሕትኡ ግዜ ኣሸንዳ ወይ ከዓ ዓይኒ ዋሪ እናተባሃለ ዝፍለጥ በዓል ዝጥቀመኦ ባህላዊ መፀባበቂ እዩ፡፡

ሓደ ትካል ማሕበራዊ ይኩን ኢኮኖምያዊ ኣገልግለቱ ንማሕበረሰብ ዘፋልጠሉ መንገዲ ዘርኢ ምስሊ እዩ፡፡ መብዛሕትኡ ግዜ መፋለጢ ወይ ከዓ መሐበሪ ተባሂሉ ዝፍለጥ ምስሊ ዘርኢ እዩ፡፡

ወዲ ሰብ እንቲ ነብር ዝተፈላለይ ዓይነታት ሥርሓቲ ኽሠርሒ ይኽእል እዩ ሓደይ ካብቶም ወዲ ሰብ ዝሠርሖሙን ዝትግሮሙን ድማ ምንባ ሓደ እዩ ንኸንቢሩ ድማ ዝተፈላለዩ መጽሕፍትን ጋዜጣትትን ክጥቀሚ ይኽእል እዩ እቲ ንርእኦ ዘለናውን ዝተፈላለዩ መልእኽታ ዝሓዘ ጋዜጣ እዩ::

ካብቶም ዓይነታት ባህላዊ እስፖርት ሓደ ኮይኑ ኣብ ከባቢ ራያ ዝርከብ ማሕበረሰብ ዝኮነ ባህላዊን ማሕበራዊን በዓላት እንተክብር ካብ ዘካይዶም ዓይነታት እስፖርት ሓደ ኮይኑ ቅልስ እንዳተባሃለ ዝፍለጥ ዓይነት እስፖርት እዩ፡፡

ክፋል ሓደ ማሕበረሰብ አብ ዝኾነ ናይ ሃይማኖታዊ ወይ ከዓ መሰብሰቢ ቦታ ተአኪቦም ሃይማኖታዊ ትምህርቲ ወይ ስለ ማሕበራዊ መነባብሮ ዝምለከት እንትምሃሩ ወይ ከዓ እንትመያየጡ ዘርኢ ምስሊ እዩ።

ወዲ ሰብ ምስ ቤተሶዉ ወይ ከዓ ምስ መሓዝቱ ንኽዛናጋዕ ወይ ንኽጻወት ዝተፈላለይ ዓይነታት መስተይ ኽሰቲ ይኽእል እዩ ሓደ ኻብ ዓይነታት መስተ ዋይን እዩ ኣብቲን ንርእዮ ዘለና ድማ ዝተፈላለየ ዓይነታት ዋይን ንርኢ ኣለና።

ውዲ ሰብ ሕይወቱን ምምራኅ ዝተፈላለይ ኣንታ ሥርሓት ትኽሠርሕ ይኽእል እዩ ካብኣቶም ድማ ክጽሕፍ ከንብብ ይኽእል እዩ ተመጅይዎ ኸንብብን ክጽሕፍን ካብ ዝጥቀመሎም ናይ ገዛን ናይ ቢሮነኣቖታት ካብ ዕንፀይቲ ዝተሠርኁ ቐረም ጴዛን ብጣዓም ይምች ዝኾነዎ እምበርን ንርአ::

ካብቶም ዓይነታታት መንበሪ ሓደ ኾይኑ ካብ ኬንዳ ዝስራሕ መብዛሕትኡ ግዜ ነስደተኛታታት ፤ንተፈናቀልቲ መዕቆቢ ኾይኑ ዘገልግል ገበርቲ ሰናይ ኣካላት ዝሰርሕዎ መንበሪ እዪ።

ወዲ ሰብ ጥዕኑኡ ንምሕላው ዝተፈላለይ ዓይነታት ምግቢ ካብ ዝተፈላለይ ዓይነታት ኣዘርእትን ኣትክልትን ከዳሉ ይኽእል እዩ ኣብቲ ንርእየ ዘለና ድማ ኮሚደረ ወይኒ ቆስጣ ሥላጣዝ ወዘተ ዝበሃሉ ዓይነታት እትክልቲ ንርኢ ኣለና።

ዝተፈላለዩ ዓይነታት ምግብታት ዘርኢ ምስሊ ኮይኑ ከም ፀብሒ ደርሆ፣ እንቁላሊሕ ፣ርግኦ፣ እንጀራ ዝሓዘ ምስሊ እዩ፡፡

ኩለን ኣብ ዓለም ዘለዋ ሃገራት ንዐአን ዝውክል ናይ ባዕለን ባንዴራ ወይ ከዓ ምልክት ዘለዎን ኮይኑ እቲ ምስሊ ናይ ሃገረ ኤርትራ ባንደራ ዘርኢ ምስሊ እዩ፡፡

ሃይማኖታዊ በዓል ኣብ ኣደባባይ እንትኽበር ዘርኢ ምስሊ እዩ። ቀሻውሽቲ ሃይማኖታዊ ኽዳን ተኸዲኖም ተኸተልቲ እምነት ነቲ በዓል ዝምጥን ኣከዳድና ተኸዲኖም ሃይማኖታዊ በዓል ኣብ ኣደባባይ ወይ ከዓ ቤተክርስትያን እንተኽብሩ ዘርኢ ምስሊ እዩ።

ኣብ ሓደ ማሕበረ ሰብ ሓደ ናይ ኦርተዶክስ ሃይማኖት ኣቦ ዝኮኑ ንቆልዑ ሃይማኖታዊ ትምህርቲ ወይ ከዓ ናይ ሂወት ትምህርቲ እንተምህሩ ዘርኢ ምስሊ እዩ፡፡

ካብቶም ኣብ እንስሳ ዘቤት ወይ ከዓ ናይ ገዛ እንስሳ ሓንቲ ኮይና ድሙ እንዳተባሃለት እትፅዋዕ ናይ ገዛ እንስሳ ዘርእ ምስሊ እዩ፡፡

ደቂ ሰባት ካብ ሓደ ዓዲ ናብ ካሊእ ዓዲ ንምጉዓዝ ካብ ዝጥቀሙለን ዓይነታት ተሸከርከርቲ ኣባዱላ እናተባሃለት እትፅዋዕ ተሽከርካሪት ዘርኢ ምስሊ እዩ፡፡

ባህላዊ ክዳን ናይ ደቂ ኣንስትዮ ብዘበናዊ መልክዕ ተሰሪሑ ዘርኢ ምስሊ ኮይኑ ደቂ ኣንስትዮ ትግራይ ኣብ ሃይማኖታዊ፣ ባህላውን ማሕበራውን በዓላት ተፀባቢቀን ዝክደንኦ ዓይነት ክዳን ዘርኢ ምስሊ እዩ

ካብ ዓይነታት ምግቢ ሓደ ኾይኑ በብዓይኖቱ እናተውሃለ ዝክለጥ ምግቢ እዩ እዛ ዓይነት ምግብ እዙይ ጳስታ ጸውሒ ብርስን ድንሽ ሓምሊ ወዘተ ተሓዋዊሶም ካብ ንምገቦም ዓይነታት ምግቢ ሓደ እዩ::

ካብቶም ዓይነታታት ኣትክልቲ ኾይኖም ንምግብነት ዝውዕሉ ኣሕምልትን ኣትክልትን ዘርኢ ምስሊ እዩ። መብዛሕትኡ ግዘ ብቀሊሉ ተዘሪኦም ኣብ ቀረባ ግዜ ንምግብነት ክውዕሉ ዝኽእሉ ኣሕምልትን ኣትክልትን ዝሓዘ ምስሊ እዩ።

ጀነራል ኣብራሃም ተስፋይ ወይ ከዓ ድንኩል እናተባሃለ ዝፍለጥ ሓደ ካብቶ ፉሉጣት ናይ ኢትዮጵያ ጀነራል እዩ፡፡ ኣብዚ ሕዚ እዋን ሓደ ካብቶም ኣብ ሓይሊ ምክልካላት ናይ ትግራይ ዝመርሑ ዘለዉ ጀነራላት ሓደ እዩ፡፡

ሓደ ካብቶም ናይ ገዛ ኣቁሑ ተባሂሎም ዝፅውዑ ቴለቪዥን ዘርኢ ምስሊ ኮይኑ ስታሊን ገ/ስላሴ ዝብሃል ጋዜጠና ብተለቪዥን ጌሩ መልእክቲ እንተመሓላልፍ ዘርኢ ምስሊ እዩ፡፡

ካብታ ታሪኻዊት ኸተማ ኣኽሱም ንእሸተን ውፅእ ኢልካ ዝርከብ ታሪኻውን ሃይማኖታውን ቦታ እንዳ ኣውነ ጴንጤልዮን ዝበሃል ቦታ ዘርኢ ምስሊ እዩ።

ካብቶም ብቋንቋ ትግርኛ ዝተፃሓፉ መፅሓፍቲ ናብ ዕረፍቲ ምእታው ዝብል ርእሲ ዘለዎም ብደራሲ ዳኒኤል ተስፋይ ዝተፃሓፈት መፅሓፍ ዘርኢ ምስሊ እዩ፡፡

ካብቶም ወዲ ሰብ መልእክቲ ይኩን ካልኦት ቁምነገራት ብፅሑፍ መልክዕ ዝረክበሎም መንገዲታት ጋዜጣ ሓደ እዩ፡፡ እቲ ምስሊ ነጋሪት ጋዜጣ ትግራይ ብቤሄራዊ ክልላዊ መንግስቲ ትግራይ ተሓቲሙ ንምንባብ ዝወፀት ጋዜጣ ዘርኢ ምስሊ እዩ፡፡

ካብቶም ዓይነታት ተሽከርከርትን መጓዓዝያን ሓንቲ ናይ ስራሕ ወይ ከዓ ናይ ገዛ መኪና ዘርኢ ምስሊ ኾይኑ፣ መብዛሕቲኡ ግዜ ሓደ ዝኾነ ትካል ንስራሕ ካብ ዝጥቀመለን ዓይነታት መኪና ዘርኢ ምስሊ እዩ፡፡

ዝተፈላለዩ ሃፍትታት ተፈጥሮ ትግራይን ተፈጥሮ ትግራይ ዘርኢ ምስሊ ኮይኑ ሰሓቢ ገፀ መሬት ወሓዚ ሩባ፣ ዝተፈላለየ ኣዝርእቲን ኣቁፅልትን ኣእዋምን ፣ ገዛውትን ቤተ ክርስትያንን ዝሓዘ ሃፍቲ ተፈጥሮ ዘርኢ ምስሊ እዩ፡፡

ቆፃል፣ ብጫ፣ ቀይሕ ሕብርታት ዝሓዘ ኣርማ ናይ ሓደ ትካል ዘርኢ ምስሊ ኾይኑ እቲ ኣርማ ድማ ምልክት ናይ ኢትዮጵያ ኣየር ፖርት ዘርኢ ምስሊ እዩ።

ቅጫ እናተባሃለ ዝፅዋዕ ካብቶም ባህላዊ ምግብታት ትግራይ ሓደ እዩ፡፡ ካብ ዝተፈላለዩ ዓይነታት ኣዝርእቲ ክስራሕ ዝክእል ንምግብነት ዝውዕል ዓይነት ምግቢ እዩ፡፡

ካብ ዓይነታት ተሽከርከርትን መጓዓዝያን ሓንቲ ኮይና ሰብ ካብ ሓደ ቦታ ናብ ካሊእ ቦታ ንምጓዓዝ ካብ ዝጥቀመለን ኣባዱላ እናተባሃለት እትፅዋዕ ዓይነት ተሽከርከሪት ዘርኢ ምስሊ እዩ፡፡

ሃይማኖታዊ ቦታ ዘርኢ ምስሊ ኮይኑ ናይ እስልምና ሃይማኖት ተከተልቲ ንፈጣሪኦም ንምልማንን ፀሎት ንምግባርን ዝጥቀምሉ ቦታ መስጊድ እናተባሃለ ዝፅዋዕ ዘርኢ ምስሊ እዩ ።

ካብቶም ጥበብን ባህልን ተጋሩ ወይ ካዓ ኣክሱማዉያን ዘርእዩ ሓደ ኮይኑ ሓንቲ ጓል ኣንስተይቲ ካብ ኣዴታታ ዝተምሃረቶ ጡጥ እንትትፈትል ዘርኢ ምስሊ እዩ፡፡

ሓደ ካብቶም ታሪካውን ጥንታውን ናይ ኣክሱማውያን ዘርኢ ምስሊ ኮይኑ ናይ እነይ ማርያም ስእሊ ዘለዎ ዝኮነ ቅርፃቅርፂ አክሱማውያን ዘርኢ ምስሊ እዩ፡፡

ብጣዕሚ ሰሓባይን መሣጣይን ታሪኻውን ተፈጥራውን ሰብ ስራሕን ኻብብታት ዘርኢ ምስሊ ኾይኑ ሓደ ማሕበረሰብ ንኽነብረሉን ማሕበራዊ ሂወት ኽምርሓሉን ካብ ዝሰርሖም ዓይነታት ገዛ ዝርአ ምስሊ እዩ።

ዝተፈላለዩ ንግድን ምትዕድዳግን ዘርኢ ምስሊ እዩ። ጫማ መፅረጊ ፣ፓንትን ካልስን መሸጢ ዘርኢ ምስሊ እዩ። ዝተፈላለዩ ናይ ሹቅ ኣቁሑት ዝሽየጠሉን ዝዕደገሉን ቦታ እዩ።

ካብቶም ሓደ ማሕበረሰብ ማሕበራዊ ግልጋሎት ካብ ዝግልገለሎም ቦታታት ዝተፈላለዩ ቤት ምግብን ቤት መስተን ዘርኢ ምስሊ ኮይኑ ቤት ፅማቅ ፍኖት ዝባሃል ናይ ንግዲ ቦታ ዘርኢ ምስሊ እዩ፡፡

ካብ ዓይነታት ገዛ ሓደ ኮይኑ ኣብ ኣክሱም ዩኒቨርስቲ ዝርከብ እቲ ዝዓበየን ዝሰፍሐን ህንፃ ኮይኑ ሰፊሕ ናይ መመረቅን ኣኬባ መአከብን ቦታ ዝሓዘ ኣዳራሽ እዩ፡፡

ካብቶም ሓደ ገዛ ወይ ካዓ ቢሮ ማዕሪጉን ፀቢቑን ክርአ ካብ ዝገብሩ ዝተፈላለዩ ናይ ገዛ ወይ ናይ ቢሮ ኣቑሑት ዘርኢ ምስሊ ኮይኑ ከም ሶፋ፣ ጠረጴዛ ወዘተ ዝሓዘ ምስሊ እዩ።

ደቂ ኣነስትዮ ጡጥ ምፍታል ዝባሃል ሓደ ካብቶም ባህላዊ ጥበባት ትግራይ ዝኮነ እንትለማመዳ ወይ ካዓ እንትማሃራ ዘርኢ ምስሊ እዩ፡፡

ካብ አመንቲ ሃይማኖት አርቶዶክስ አቦታት ሓደ ኮይኖም መብዛሕትኡ ግዜ አብ ገዳም ዝነብሩ ፈለስቲ ተባሂሎም ዝጸዉዑ አቦታት ዘርኢ ምስሊ እዩ።

ብሰንኪ ብልሽው ኣመራረሓ ፖለቲካዊ መራሕቲ ትግራይን ኢዮጵያን ንዝተፈጠረ ኩናት ካብ መረበቱ ዝተፈናቀለ ማሕበረ ሰብ መረረቱ ኣብ ኣደባባይ እንተስምዕ ዘርኢ ምስሊ እዩ፡፡

ካብቶም ጥንታዊነትን ታሪካዊነትን ተጋሩ ዘርእዩ ናይ ስነ ህንፃ ጥበባት ሓደ መንደቅ እነዳተባሃለ ዝፅዋዕ ስነ ህንፃ ተጋሩ ዘርኢ ምስሊ እዩ፡፡ ገዛ፣ ደጎል፣ መከባብያ ብእምኒ ተነዲቆም ኣገልግሎት እንትህቡ ዘርኢ ምስሊ እዩ፡፡

ዝተፈላለዩ ናይ ቢሮን ፣ ናይ ገዛን ኣቁሑ ዝሽየጥሉ ወይ ከዓ ዝዕደጉሉ ቦታ ዘርኢ ምስሊ እዩ።

ናይ ዝኾነ ውድብ ወይከዓ ቤት ፅሕፈት ኣርማ ወይ ምልኽት ዘርኢ ምስሊ እዩ። ናይ ቤት ፅሕፈት ዝምድናታት ትግራይ ኣርማ ዘርኢ ምስሊ እዩ።

እዚ ካብቶም ወድሰብ ሂወቱ ወይ ክዓ ናብርኡ ንምምራሕ ዝሰርሖም ስራሕቲ ንግዲ ሓደ እዩ። ሰባት ዝተፈላለዩ ባህላዊ ክዳዉንቲ ኣብ ፅርግያ እንትሸጡን እንትዕድጉን ዘርኢ ምስሊ እዩ።

ካብቶም ብመሕዛይነት ወዲ ሰብ ዝተሠርሑ ማሽናት ሓደ ኾይኑ ዘመናዊነት ዘምጾኦም ናይ ወዲ ሰብ ፃዓሪ ዘቕሉለወቕሑት ብቐልኢሉ ንምንቂስፋስ ንጥቀመለዓይነት ማሽን እዩ መውዛኅቲ ጊዜ ኣብኣየር መንገዲ ኤቲጴያዝ በሃልተካል ዝርከብ ዓይነት ማሽን እዩ።

ካብ ዓየነታት እንስሳ ሓንቲ ኮይና ሰሶሖ እናተባሃለት እትፅዋዕ እንስሳ ዘገዳም ወይ ከዓ እንስሳ በረካ ሓንቲ እያ፡፡ ካብቶም ደቂ ሰባት ንምግብነት ዝጥቀሙለን እንስሳ በረካ ሓንቲ እያ፡፡

ዝተፈላለዩ ናይ ንግድን ምትዕድዳግን ኣቁሕት ዝሓዘ ሱቅ ዘርኢ ምስሉ እዩ፡፡ ካብቶም ናይ ቆልዑ ክዳውንቲ፣ ዕንበባታት፣ ባምቡላታት ዘርኢ ወዘተ ዘርኢ ምስሊ እዩ፡፡

ጥበብን ባህል ደቂ ኣነስትዮ ትግራይ ዘርኢ ምስሊ እዩ፡፡ ቀለምሲስ ዝባሃል መብዛሕትኡ ግዜ ስድራቤት ሓቢሮም ክበልዑ እንጀራ ዝቅርብሉ ዓይነት ስፈ እዩ፡፡

ንቆርበትን ፀጉሪን መለስለሲ እንጥቀመሎም መመላክዒታት ወይ ከዓ መፀባበቂታት ዘርኢ ምስሊ እዩ፡፡

ፍሉጣት ፓለቲከኛታታት ትግራዬ ኣብ ኣዳራሽ ኣኼባ እንትከታተሉ ዘርኢ ምስሊ እዩ። ዶክተር ደብረፂዮን ገብረሚካኤል ን ኣማኒኤል አሰፋ ዝበሃሉን ፍሉጣት ፓለቲከኛታት ትግራይ ዘርኢ ምስሊ እዩ።

ካብቶም ብቋንቋ ትግርኛ ዝተፅሓፉ መጻሓፍቲ ሓደ ኾይኑ ብፖለቲከኛን መምህርን መሓሪ ዮሃንስ ዝተፅሓፈ ትግራይ ሎሚኸ ናበይ ዝብል ኣርእስቲ ዘለዋ ምፅሓፍ ዘርኢ ምስሊ እዩ።

ካብቶም ደቂ ሰባት ዘተፋላለየ ኣገለግሎት እንረክበሎም ሓደ ኮይኑ ሓደ ሰብኣይ ምግቢ ወይ መስተ ንምርካብ ናብ ዝኮነ ቤት ምግቢ ወይድማ ቤት መሰተ እንትኣትዉ ዘርኢ ምስሊ እዩ፡፡

እንጀራ እናተብሃለ ዝፍለጥ ዓይነት ምግቢ እዩ። ካብ ጣፍ ፣ መሽለባሕሪ፣ ምሸላ ወዘተ ዝስራሕ ባህላዊ ምግቢ እዩ። መብዛሕትኡ ሕብረተሰብ ዝጥቀሞ ዓይነት ምግቢ እዩ።

ካብቶም ፉሉጣት ጀነራላት ኢትዮጵያ ሓደ ዝኮነ ጀነራል ተክላይ ኣሸብር ወይ ከዓ ወዲ ኣሸብር ዝባሃል ጀነራል ዘርኢ ምስሊ እዩ፡፡ ኣብዚ ሕዚ እዋን ካብቶም መራሕቲ ሓይሊ ምክልካል ትግራይ መራሒ ዝኮነ ሓደ እዩ፡፡

ካብቶም ወዲሰብ ሂወቱ ወይ ከዓ ናብሩኡ ንምምራሕ ዝሰርሖም ስርሓቲ ሓደ ሃናፂ ሙኻን ወይንም አብቲ ምስሊ ከምዝርአ ዘሎ ኮይኑ ሰባት ገዛ ንክሃንፁ እንትዘጋጀው ዘሪኢ ምስሊ እዩ።

ካብ ዓይነታት ተሽከርከርትን መጓዓዝያን ሓደ ኮይኑ መብዛሕትኡ ግዜ ማይ፣ ነዳዲ ካብ ሓደ ቦታ ናብ ካሊእ ቦታ ንመጓዓዓዚ ዝጠቅሙ ቦቲ እናተባሃሉ ካብ ዝፅውዑ ዓይነታት ተሽከርከርቲ ሓደ እዩ፡፡

ኣገልግሎተን ኣብ ውሽጢ ከተማ ጥራሕ ዝኮና ታክሲ እናተባሃላ ዝፅወዓ ዓይነት ተሽከርከርቲ እየን፡፡ መብዛሕትኡ ግዜ ኣብ ከተማ ጥራሕ ዘገልግላ እየን፡፡

ኣብ ትግራይ ጥራሕ ካብ ዝፍለጡ ምግብታት ፉል ሓጃ ተባሂሉ ዝፍለጥ ዓይነት ምግቢ እዩ። ፉል ሓጃ ካብ ዓተርባሕሪ፣ ለውዝ ካሎኦት ኣትክልቲታትን ተሓዊሶም ንምግብነት ዝውዕል ዓይነት ምግቢ እዩ።

ደቅሰባት ብጣዕሚ መሳጥን ሰሓብን ጥበብ ዝተማለኦም ባህላዊ ኽዳን ተኸዲኖም ዘርኢ ምስሊ እዩ። ካባ እናተብሃለ ዝፍለጥ ባህልን ጥበብን ኣኽሱማውያን ተኸዲኖም ዘርኢ ምስሊ እዩ።

ኣብ ሓቀኛ ታሪኽ ዝተሞርኮሰ ልበወለድ መፅሓፍ ዘርኢ ምስሊ ኾይኑ ቀንዲል ዝብል ኣርእስታ ዘለዋ ብዛዕባ ናይቲ ዓሰርተ ሸውዓተ ዓመት ቃልሲ ህዝቢ ትግራይ ተጋድሎ ዝትርኽ ልበወለድ ዝሓዘት መፅሓፍ ዘሪኢ ምስሊ እዩ።

ሓደ ማሕበረሰብ ናብርኡ ንምምራሕ ካብ ዝገብሮም ወይ ከዓ ካብ ዝሰርሖም ነገራት ሓደ ሕርሻ ኮይኑ ሓደ ገባር ኣውዕር ፀሚዱ እንትሓርስ ዘርኢ ምስሊ እዩ፡፡

ኣብ ስራሕቲ ንግድን ምትዕድዳግን ዝሳተፉ ዝተፈላለዩ ኣካላት ማሕበረሰብ ፍርቆም እንትሸጡ ፍርቆም ከዓ እንትገዝኡ ዘርእ ምስሊ እዩ፡፡

ካብቶም ሓደ ማሕበረሰብ መሰታዊ ግልጋሎት ካብ ዝግልገለሎም ቦታታት ሓደ ኮይኑ ከም ላምባ ፣ናፍጣ፣ በንዚን ዝርከብሎም ቦታታት ዘርኢ ምስሊ እዩ፡፡

ካብ ዓይነታት መሳርሒ ሙዚቃን ዜማን ሓደ ዝኮነ መብዛሕትኡ ግዜ ቀሻውሽትን ዲያቆናትን ኦርቶዶክስ ሃይማኖት እናወዛወዙ ዜማ ዝዕጅብሉ ፀናፅል እናተባሃለ ዝፅዋዕ መሳርሒ እዩ፡፡

ሃይማኖታዊ ቦታ ዘርኢ ምስሊ እዩ፡፡ ቤተክርስትያን ወይ ከዓ ገዳም ዘርኢ ምስሊ እዩ፡፡ ኣብ ሰጥ ዝበለ ገጠራማ ቦታ ዝርከብ ቤተክርስትያ ወይ ከዓ ገዳም ዘርኢ ምስሊ እዩ፡፡

ካብቶም ኣካላት ሕጊ መክበርቲ ዝበሃሉ ሓደ ዝኾነ ሰብኣይ ዘርኢ ምስሊ ኮይኑ መብዛሕትኡ ግዘ ዋርድያ ተባሂሎም ዝፅዉዑ ኣብ ዝኾነ ትካል እንትሕሉ ዘርኢ ምስሊ እዩ።

ከም ብዝተፈላለየ መንገዲ ፍልጠት ክረክብ ዝኽእል እንትኸውን ሓደ መፅሓፍን ጋዜጣን ብምንባብ ኮይኑ ናይ ንስሃ ሂወት ዝብል ናይ ሃይማኖታዊ መፅሓፍ ዘርኢ ምስሊ እዩ፡፡

ካብቶም ብጣዕሚ ፍልጣት ዝኮኑ ናይ ቋንቋ ትግርኛ ደረፍቲ ሓደ ዝኮነ ሙሉብርሃን ፍስሃ ወይ ከዓ ዋሪ ተባሂሉ ዝፍለጥ ደራፊ ዘርኢ ምስሊ እዩ፡፡

ካብቶም ወዲ ሰብ ንማሕበራዊ ሂወቱ ዝጥቀመሎም ካብ ሓመድ ዝስርሑ ጀበና ተባሂሉ ዝፍለጥ ቡን ንምፍላሕ ዝጠቅም ናይ ገዛ ኣቅሓ እንትሽየጥን እትዕደግን ዘርኢ ምስሊ እዩ፡፡

ካብ ዓይነታት እፅዋት ሓደ ኮይኑ ኣብ ገጠር ከባቢታትዝቦቅል ሃምባሃምቦ እናተባሃለ ዝፍለጥ ዓይነት እፅዋት ዘርኢ ምስሊ እዩ፡፡

መናእሰይ ዘመን እናተኸተሉ ፀጉሮም ካብ ዝቅምቀምሎም ወይከዓ ዝስተኻኸለሎም ዓይነት ሓደእዩ። መብዛሕትኡ ግዜ ጀንትራ እናተብሃለ ዝፅዋዕ ዓይነት ቅምቀማ ወይከዓ ፀጉሪ ምስትኽኻል እዩ።

ካብቶም ኣብ ኢቲጵያ ዝወቕሉ ዓይነታት እትክልቲ ቡንሓደ ኾይኑ መውዙሕቱ ጊዜ ንመስተዝዎዕሊ ኣብቲ ንርእየ ዘለና ድማ ብጥዕምደስ በሃልቡን ፈሊሑን ሰኺኑን ክስተተቖርቡ ኣሎ።

ካብተን መብዛሕትአን ደቂ ኣነስትዮ ንምፅብባቅ ወይ ከዓ ንምምልካዕ ኣብ ሰውነተን ዝውቀጠኦ ውቃጡ እንዳተባሃለ ዝፅዋዕ ሓደ ካብቶም መጋየፅታት ዘርኢ ምስሊ እዩ፡፡

ካብቶም ሓደ ማሕበረሰብ መሰረታዊ ግልጋሎት ዝግልገለሎም ቦታታት ሓደ ዝኮነ ማንገዲ ኣየር ዘርኢ ምስሊ ኮይኑ ደቂ ሰባት ኣየር ተጠቂሞም ካብ ሓደ ቦታ ናብ ካልእ ቦታ እንትንቀሳቀሱ ዘርኢ ምስሊ እዩ፡፡

ወዲሰብ ዝተፈላለዩ መልእክቲ ይኩን ኩነታት ዓለም ንምፍላጥ ኣብ ዝጥቀመሎምን ዝሰምዓሎምን ሓደ ዜና ኣውታር ምጥቃም እዩ። ትግራይ ቴሌቪጅን ዝባሃል ዜና ኣውታር ዘማሓላልፎ ዘርኢ ምስሊ እዩ።

ሓደ ማሕበረ ሰብ ዝነብረሉ መንበሪ ገዛ ዘርኢ ኮይኑ መብዛሕትኡ ግዜ ኣብቲ ልዕሊእቲ መእተዊ በሪ ዝስራሕ ደገሰላም እናተባሃለ ዝፅዋ ዘርኢ ምስሊ እዩ፡፡

ካብ ዓይነታት ስፈ ንመቦቆፅን መስፈርን እክሊ ዝጠቅም ሰፍኢ እናተባሃለ ዝፍለጥ ናይ ገዛ ኣቅሓ እዩ፣ መብዛሕትኡ ግዘ ላኻን እድንን ካብ ዝባሃል ዓይነት ሳዕሪ ዝስራሕ ጥበብ ኣዴታት ትግራይ ዘርኢ ምስሊ እዩ፡፡

ካብቶም ፍሉጣት ፖለቲከኛታት ኢትዮጵያ ዝኾኑ ኣይቶ ጌታቸው ረዳ፣ ሬድዋን ሕሴንን ሌ/ ጀነራል ፃድቃን ገ/ትንሳኤን ዝባሃሉ ፖለቲከኛታት ዘርኢ ምስሊ እዩ፡፡

ኣብ ዕዳገ ፌርኔሎ ዝበሃል ሓደ ካፎቶም መሣርሕታት ምግቢ ዝሽየጠሉ ዘርኢ ምስሊ እዩ።

ብጣዕሚ ሰሓባይን መሣጥን ዝኾነ ኸባቢ ዛርኢ ምስሊ ኾይኑ ዝተፈላለዩ ኣቁፅልቲ ኣእማን ፤ጎቦ፣ ኣእዋማትን ሰሓባይ ገፀ መሬትን ዘርኢ ምስሊ እዪ።

ንዝተፈላለዩ ነገራት ዝጠቅሙ ንሰውነት መለስለሲ ፣ንምግብነትን ንመስተን ዝውዕሉ ዝተፈላለዩ ነገራት ዝሓዘ ሓፈሻዊ ሸቀጣሸቀጥ ዝሸየጠሉን ዝዕደገሉን ቦታ ዘርኢ ምስሊ እዩ።።

ካብቶም ባህላዊን ጥንታዊን መሳርሒታት ሙዚቃ ሓደ ኮይኑ ነጋሪት ወይ ከዓ ከበሮ ተባሂሉ ዝፅዋዕ ዓይነት መሳርሒ ሙዚቃ እዩ፡፡ መብዛሕትኡ ግዜ ነጋሪት ተባሂሉ ዝፍለጥ ኣብ ቤተ ክርስትያን እንጥቀመሉ ሙዚቃ መሳርሒ እዩ፡፡

አብ ሓደ ቤት ትምህርቲ ደወል እናተባሃለ ዝፍለጥ ሓደ መምህር እንትድውል ዘርእይ ምስሊ እዩ:: መብዝሓቲኡ ግዘ ንተምሃሮ ናይ ቤት-ትምርቲ ዕረፍቲ ክፍለ ግዘን ፍድስን ከም ዘአከለን ክፈልጡ ዝድወል ደወል ዘርኢ ምስሊ እዩ::